እዚ ቦታ እዚ ኣብ ትግራይ ብፍላይ ኣብ ከባቢታት ኣክሱም ኣብ ቤተክርስትያናትን ዓበይቲ ገዳማትን ጋያሹ ዘዕርፍሎም ቦታ እዩ፡፡

እዚ ኣብ ምስሊ ንርኦ ዘለና ኣብ ትግራይ ብፍላይ ድማ ወርሒ ነሐሰ ኣዋልድ ትግራይ ዝቁነነኦ ቁኖ ኮይኑ ንባዓል ኣሸንዳ ዘክብሮኦ ቁናኖ እዩ።

እዚ ቦታ ናይ ቱሪዝም መስሕብ ቦታ እንትከውን ሓወልቲታት ኣክሱም ካብ ዝፍልፍልሉ ዝነበሩ ዓበይቲ ኣእማን ሓደ እዩ፡፡ ካብኡ ድማ ተክልታት ወይ ከዓ ዝተተከሉ ኣእማን ዘርኢ መስሕብ ቦታ እዩ፡፡